ተፈለጥቲ ሰባት ክንብል ከለና ካብ ሓደ ማሕበረሰብ ውፅእ ኢሎም ብጥበቦም ዝገልፁ ብቡዙሕ ዓይነት ናይ መድረኽ ትርኢት ናባና እንተቅርቡ ፍሉጣት ክኮኑ ይኸእሉ። ንአብነት ከም ኪሮስ ኣለማዮህ ፣ሰሎሙን ሃይለ ደረፍቲ እዚኦም ኢልና ክንሕዞም ንኽእል። ገጠምቲ ዝተፈላለዩ ፍሉጣት ሰባት ኣለዉ።

መጋየጽን መመላካክዕን መብዛሕቲኡ ንደቂ ኣንስትዮ ዝጠቅሙ ኮይኖም መጋየጺ ክንብል ከለና ንሓደ ነገር መልክዕ ኣጉሊህ ኣቢሎም ንከርእዩ ዝሕግዙ እንትኮኑ ቡዙሕ ዓይነት መጋየጺ እንሄው ንኣብነት ከም ኩሕሊ፣ ወርቂ፣ ቡሩር ኢልና ንገልጾም።

መሰረታዊ ልምዓት ንሓንቲ ሃገር ወይ ድማ ንሓንቲ ከተማ ብጣዕሚ ካብ ዝጠቕሙ ነገራት እዮም። መሰረታዊ ልምዓት ክንብል ከለና ከም ፅርግያ፣ መብራህቲ ፣ማይ ዝኣመሰሉ እዮም እዚኦም ጠቐምቲ ምዕባለ ናይ ሓንቲ ሃገር እዮም።

ናይ ገዛን ናይ ቢሮን ኣቑሑ ክንብል ከለና ብጣዕሚ ጠቐምቲ ነገራት እዮም። ንኣብነት ናይ ገዛን ናይ ቢሮ ኣቑሑትን ዝተፈላለዩ እዮም። ናይ ገዛ ኣቑሑት ክንብል ከለና ከምኒ ድስቲ፣ ማንካ ከምኡ ድማ ዓራት ክኾን ከሎ ናይ ቢሮ ኣቑሑት ድማ ወንበር፣ ጠረጴዛ ኢልና ክንገልጾም ንኽእል።

እፅዋት አብዛሓ ተክሊ ዘለዎም አግራባትን እፅዋት ተባሂሎም ይፅውዑ። ብተፈጥሮ ዝመፁ ኮይኖም ብናህና እንክብከቤን ብናትና ጥንቓቐን እዉን እንተሒዝናዮም ብጣዕሚ ጠቐምትን ፅሩይ አየር ንክረክብን ዝሕግዙና እዮም።

ሕብረተሰብን ስድራን ክንብል ከለና ናይ ሓደ ዓዲ ናይ ሓደ ማሕበረሰብ እዩ ዝገልፀልና ሕብረተሰብ ብዙሓት ናይ ሓደ ከባቢ ናይ ሓደ ዓዲ ህዝብታት ዝገልፅ እዩ ። ስድራ ማለት ድማ ኣብ ሓደ ገዛ ዝነብሩ ቤተሰብ ከም ኣዶ ኣቦ ሓው ሓፍቲ ክኾኑ ይኽእሉ ኣነ ምስ ስድራይ እየ ዝነብር ስድራይ ብጣዕሚ የዝፈቱ ።

መፅሓፍን ጋዜጣን ሓደ መልእክቲ ከመሓላልፍ ዝክእሉ ነገራት እዮም ይኽእል ብዙሕ ነገር ካብኣቶም ክንመሃር ንክእል ናይ ሂወት መንገዲ ናይ ትምህርቲ ርእስና ነስፍሐሉ መፅሓፍ ምንባብ ብጣዕሚ ርእሲ የስፍሕ ኣነ መፅሓፍ ምንባብ ብጣዕሚ እየ ዝፈቱ።

ትምህርቲ ክንብል ከለና ብጣዕሚ ጠቃምን ንህዝቢ ርእሲ መስፍሕን ካብ ወለዶ ናብ ወለዶ እናተመሓላለፈ ዝመፀ ናይ ስራሕ ዓውዲ ንክትረክብ ዝሕግዙካ ፍልጠት እዩ፡፡

መፅሓፍትን ጋዜጣን ሓደ ካብዞም ፍልጠት እንረኽበሉ ዘርፊ እንትኸውን፣ ካብ መፅሓፍ ቡዙሕ ነገር ንመሃር፣ ናይ ትምህርቲ ክንረክብ ንኽእል፣ ናይ ሂወት መፅሓፍ ውን ክንረክብ ንኽእል፣ ብዙሓት መፅሓፍቲ እንየዉ። ጋዜጣ ውን ሓደሽቲ ሓበሬታታት እንረክበሉ እዩ።

እፅዋት ማለት ኣግራባትን ብበዝሒ ዝተኸበቡ ተኽልታትን እዮም። ካብ እፅዋት ዝተፈላለየ ፅሩይ ኣየር ንኽንረክብ ይሕግዘና። እፅዋት ክንከናኸን ይግባእ።

ሙዚቃ ሓደ ካብቶም ስምዒትና እነሕድሰሉ፣ ስምዒትና እንገልፀሉ፣ ጥበብና እንገልፀሉ፣ መልእኽትና እነመሓላልፈሉ ሓደ ናይ ጥበብ ክፋል እዩ፡፡ ብሙዚቃ ብሑሕ ዝፍለጡ ሰባት እኔዉ፡፡ ንኣብነት ሓደ ንምውሳድ ኪሮስ ኣለማዮህ እዩ፡፡

ተፈለጥቲ ሰባት ብሙዚቃ፣ ብተዋስኦ፣ ብግጥሚ፣ ብድርሰት ብዙሓት ሰብ ተፈለጥቲ ሰባት ኣለዉ፡፡ ንኣብነት ብሙዚቃ ከም ኪሮስ ኣለማዮህ፣ ዛፉ ኪሮስ፣ ኣታኽልቲ ክንገልፅ ንኽእል፡፡

መዝናነይ ቦታታት ኣብ ከባቢና ብዝርከቡ ቦታት ፁሩይ ኣየር ዝርከበሎም መሐመሲ ፣ጎቦታት እዮም። ናብዚኦም ብምኻድ ሕሊናና ነሐድስ መዝናነይ ቦታ ተባሂሎም ድማ ይፅውዑ።

መፅሓፍትን ጋዜጣን ብጣዕሚ ጠቀምቲ ካብ ዝኮኑ ፅሑፋት ንሶም ክንገልፅ ንክእል። ንኣብነት፦ ካብ ጋዜጣ ዝተፋላለዩ ሓደሽቲ ነገራት ፣ሓደሽቲ መልእክቲታት ብፅሑፍ መልክዕ ዎቅቱ ሓሊዩ ክግለፀልና ይክእል።

መሰረታዊ ልምዓት ክንብል ከለና ኣብ ሓደ ከባቢ ወይ ኣብ ሓደ ከተማ ክግበሩ ዝክእሉ ጥቅምታት ነቲ ከተማ ንክምዕርግን ፅቡቅ ኣገልግልት ንክህልዎን ዝሕግዙ ነገራት እዮም፡፡ ኣብነት ፅርግያ፣ መብራህቲ፣ ማይ እዚኦም ዝምሳሰሉ ምጥቃስ ይከኣል፡፡

መስተታ ብብዙሕ መልክዕ ክንገልፆም ንኽእል ውዑይ መስተ ፣ ዝሑል መስተ፣ ኣልኮላዊ መስተ ኢልና ንገልፆም፡፡ ልስሉስ መስተ ከም ለስላሳ፣ ኣልኮላዊ መስተ ከም ቢራ ፣ ዊስኪ ፣ውዑይ መስተ ድማ ከም ፀባን ሻሂ ኢልና ክንገልፆም ንኽእል፡፡

ሕጊ ኣኽበርቲ ክንብል እተለና ኣብ ከባቢና ዝኾነ ዕግርግር ከይፍጠርን፣ ባእሲ፣ ስርቂ ከይፍጠርን፣ ገበናት ንከይፍጠርን ዝከታተሉ ናይ ፀጥታን ሓለዋን ማሕበረሰባትን እዮም።

ፋሽን ክንብል ከለና በሓዱሽ መልክዕ ወይ ድማ በሓዱሽ ቅዲ ናብ ህዝቢ ዝመፁ ወቅቶም ሓልዮም ግዚኦም ሓልዮም ዝመፁ ነገራት ፋሽን ተበሂሎም ይቀርቡ፡፡ ህዝቢ ድማ እዚ ነገር ንሱ ብምርኣይ ናብ ተግባር ቀይሩ ንባዕሉ ይጥቀመሉ፡፡

ገዛን መንበሪን ንሓደ መሓበረሰብ መሰረታዊ ካብ ዘድልዮ ነገራት ገዛ እዩ። ገዛ ካብ ብዙሕ ነገራት ክሕልወካ ካብ ቁርን፣ ካብ ንፋስ ፣ ካብ ማይ፣ ክሕልየካ ይክእል።

መስተታት ቡዝሕ ዓይነት መስተታት እኒእዉ ልሱሉሱ መስተ ፣ዉዑይ መስተ፣ ኣልኮላዊ መስተ ኢልና ክንገልፅ ንክእል ካብዞሞ መስተ ሓደ ማይ ዋላ እንተ ኮነ ካብዞሞ ኣልኮላዊ መስተ ቢራ፣ ዊስኪ ሉሱሉስ መስተ ለስላሳ ካብ ዉዒ መስተ ድማ ሻሂ ኢልና ክንገልፅ ንክእል፡፡

ቤት ምግቢን መስተን ምግቢ ተሰናዲኡ ናብ ህዝቢ ዝቐርበሉ ከምኡ እዉን መስታት ዝቐርብሉ ህዝቢ ድማ አብ ዘድልዮ ስዓት ናብዚ ቤት ምግቢን ቤት መስተን ብምካድ ቅርሹ ብምሃብ ብቅልጡፍ ፅፉፉን ፅሩይን ምግቢ ንክረክብ ይሕግዞ።

ኣርማ ናይ ሓንቲ ባንዴራ ወይ ድማ ናይ ሓደ መኣርግ መግለፂእዩ ።ብዙሓት ዓይነት ኣርማታት ኣለው ኣብ ዝተፈላለዩ ቦታታት ነናይ ባዕሉ ዝኾነ ኣርማ ኣለዎ። ሕድሕድ ማሕበረሰብ ወይ ሕድሕድ ነናይ ባዕሉ ዝኾነ ዝገልፀሉ ነናይ ባዕሉ ኣገላልፃ ኣርማ ተባሂሉ ይፅዋዕ።

ሙዚቃ ስሚዕትና እንገልፀሎም ናይ ሓጎስ ፣ናይ ደስታ ፣ናይ ሓዘን ፣እንገልፀሎም መግለፅታት ሙዚቃ ተባሂሎም ዝፅዉዑ ሙዚቃ ብቡዝሕ ቋንቋ ክድረፉ ዝክእሉ እዮም። ብዙሓት ተፈለጥቲ ሰባት ድማ ኣለው በቲ መዚቃ እሱ ብዙሓት ተፈለጥቲ ሰባት ድማ ኣፍርዮም እዮም።

ማሕበራዊ ሚድያ ክንብል ከለና ዝተፈላለዩ ሓደሽቲ ነገራት እንረክበሎም መርበብ ሓበሬታ እንትኮኑ። ንኣብነት ፌስቡክ፣ ቲክቶክ፣ ኢንስታግራም ተባሂሎም ክግለፁ ይክእሉ፡፡

ፅሕፈት መሳርሒ ክንብል ከለና ኣብ ትምህርትን ኣብ ቢሮታትን እንጥቀመሎም መሳርሕታት እዮም፡፡ ንሳቶም ውን ከም ቢሮ፣ ደፍተር፣ እርሳስ ፣መስመርያ ዝኣምሰሉ እዮም፡፡

ባንዴራ ማለት ናይ ሓንቲ ዓዲ መለለይኣ ፣መፍለጢኣ ክኸውን ከሎ ንኣብነት ብዙሕ ዓይነት ባንዴራታት እኒአው። ናተይ መግለፂ ባንዴራይ ናይ ትግራይ ባንዴራ ቀይሕ፣ ብጫ እዩ።

ተፈለጥቲ ሰባት ብዝገብርዎ ወይ ድማ ብዝፋለጥዎ ጥበቦም ብዝገልፅሉ ብበዝሒ ማሕበረ ሰብ ተፈለጥቲ ከኾኑ ይከእሉ። ንኣብነት ብተዋስኦ፣ ብሙዚቃ፣ ብግጥሚ ፣ብድርሰት ተፈለጥቲ ክኾኑ ይኽእሉ።

መጋየፂ ማለት ብኣብዝሓ ደቂ ኣንስትዮ ዝጥቐምኦ ኮይነን ኣብ እዝኒ፣ ኣብ ገፅ፣ ኣብ ኢድ፣ ኣብ ክሳድ ንጥቀመሉ መጋየፂ ተባሂሉ ይፅዋዕ፡፡

ሕጊ ኣክበርቲ ዝባሃሉ ኣብ ናይ ሕጊ ቦታ ዝርከቡ ከይኖም ነቲ ሕጊ ብዘይ ምንም ምጥሓስ ዘክብርዎን ዝክተልዎን እዮም። ሕጊ ምክባር ንባዕልካ የክብር እዩ። ሕጊ ነክብር።

ናይ ገዛን በረኻን እንስሳ ዝተፈላለዩ እንስሳታት ምግላፅ ይከአል። ንአብነት ናይ ገዛ እንስሳ በጊዕ፣ ደርሆ፣ ጤል፣ ላሕሚ ክንገልፅ ከለና ናይ በረኻ እንስሳ ድማ አንበሳ፣ ንብሪ፣ ሓርማዝ፣ ሓርገፅ ክንገልፅ ንኽእል።

ናይ ገዛ ኣቁሑት ብጣዕሚ ጠቐምቲ ካብ ዝባሃሉ ነገራት እዮም፡፡ ኣነ ናይ ገዛ ኣቁሑት ተጠቃሚት እየ:: ናይ ቢሮ ኣቁሑት ድማ መብዛሕቲኡ ዞም ናይ መንግስቲ ሰራሕተኛታት ዝጥቀምሎም ኣቕሑት እዮም::

ባንዴራ ናይ ሓንቲ ዓዲ ወይ ናይ ሓንቲ ሃገር መግለጺኣን መለለይኣን ኣርማኣን እዩ። ነንሕድሕድ ዓዲ ወይ ነንሕድሕድ ሃገር ዝተፈላለየ መግለፂን ባንዴራን ነናይ ባዕለን ኣለወን።

መሰረታዊ ኣገልግሎታት ክንብል ከለና ቡዙሕ ዓይነት እዮም። ንኣብነት ናይ መብራህቲ ግልጋሎት፣ ናይ ማይ ግልጋሎት ፣ናይ ስልኪ ግልጋሎት እዚኦም ተዘይሃልዮም መናባብሮና ዝተዳከመ ክከውን ይክአል። ብዘይ ማይ ክንነብር ኣይንክእልን ብዘይ መብራህቲ ክንነብር ኣይንክእልን።

መዝናነዪ ቦታ ብኣብዝሓ ኣብ ሉሙዕን ዝኾነ መሬት ሳዕሪ ዝበዝሖ፣ ተክሊታት ዝበዝሕዎ፣ ንፋስ ዝበዝሕዎ ፅሩይ ኣየር ዘለዎ፣ ማይ ዘለዎ መሓመሲ ከምኡ ድማ ጎቦታት ዝኾኑ መዝናነዪ ቦታ ወይ መናፈሲ ቦታ ኢልና ንፅዎዖ ፡፡

ማሽናት ማለት ዝተፈላለዩ ስራሕቲ ግዜ ክወስዱ ዝክእሉ፣ ጉልበት ክወስዱ ዝኽእሉ ስራሕቲ ዘቃልለልና ኣብ ሓፂር ግዜ ክሰርሓልና ዝኽእሉ ማሽናት ተባሂሎም ይፅውዑ ብዙሕ ዓይነት ማሽናት ድማ ኣለው ናይ ቡና መጥሓኒ፣ ናይ ፅሟቅ መፅሞቂ ማሽናት ኣለው ።

ጥበብን ባህልን ብዛዕባ ሓደ ማሕበረ ሰብ ወይ ብዛዕባ ሓንቲ ዓዲ ብናይ ባዕሎም ቋንቋ፣ ብናይ ባዕሎም መንነነት፣ ብናይ ባዕሎም ምርኢት ናብ ካሊእ ህዝቢ ዘቕርብሉን ዝገልፅሉ ጥበብን ባህልን ተባሂሉ ይፅዋዕ።

ፅሕፈት መሳርሒ ክበሃሉ ከለው ብጣዕሚ ጠቀምቲ ነገራት እዮም። መብዛሕትኡ ንተምሃሮ ብጣዕሚ ዝጠቅሙ ነገራት እዮ። ከም ደፍተር፣ ቢሮ፣ መደምሰስ፣ መስመርያ ዝኣመሰሉ ክኾኑ ከለው ኣነ ናይ እዞም ኹሎም ተጠቃሚት እየ ትምህርተይ እውን እሶም ሒዘ እየ ዝኸይድ።

ስለ ህንፃ አሰራርሓ ስለ እሱ ዘፅንዑ ሙሁራን አርቲቴክቸር ተባሂሎም ይፅውዑ። ህንፃ ስራሕን ማለት ድማ እቲ ህንፃ ባዕሉ ንምስራሕ ዝሕግዙ እዩ።

መፋለጢ ብዛዕባ ሓደ ምህርቲ ናብ ህዝቢ ፅቡቅ ጎኑ እንዳነገርካ ንክፋለጥን እቲ ነገር እሱ ተጠቀምቲ ንክኾኑ ገለፃ ምቅራብ መፋለጢ ተባሂሉ ይፅዋዕ።

ሕርሻን ግብርናን ሓደ ንኸባቢ ዘመልክዕ ዘፀብቅ ግብርና ተባሂሉ እንትፅዋዕ ሕርሻ እውን እኽሊ ዘርኢ ንኽንረክብ ዝጠቅሙ ክልቲኦም ተተኣሳሲሮም ዝከዱ እዮም ።ክልቲኦም ጠቀምቲ እዮም።

ጥበብን ባህሊን ክንብል ከለና ባህሊ ማለት ናይ ሓደ ከባቢ ብነናይ ባዕልካ ላህጃ፣ ብናይ ባዕልካ ቋንቃ፣ ብናይ ባዕልካ ፣ምርኢት ገይርካ ባህልካን መንነትካን፣ እትፍልጠሉ ባህሊ ተባሂሉ ይግለፅ፡፡

ሃይምኖት ማለት ብዙሕ ዓይነት ሃይማኖታት አለዉ። ንአብነት ከም እስልምና፣ ኦርትዶክስ ተዋህዶ እንኤዉ። አነ ኦርተዶክስ ተዋህዶ እዩ እምነተይ። ሃይማኖተይ ብጣዕሚ እየ ዝፈቱ። ብጣዕሚ እየ ዘክብሮ። ሃይማኖታት ናይ ሓደ ህዝቢ መለለዪ እዩ።

ኤሌክትሮኒክስ ክንብል ከለና ብጣዕሚ ጠቓምን ስራሕ ኣቃላልን ዝኾኑ ማሽናትን ዝኾኑ መሳርሕታትን ዝሓዘ ዘጠቓለለ እዩ። ንኣብነት ከም መጥሓኒ ማሽን፣ መጥሓኒ ናይ ቡና፣ መጥሓኒ ናይ ጁስ፣ መጥሓኒ ናይ ሽጉርቲ ኢልና ክንገልፆም ንኽእል ብዙሕ ዓይነት ኤሌክትሮኒክስ እንኤዉ ከምኒ ቴሌቭዥን ብዙሕ ዓይነት እዮም። ኣነ ናቶም ተጠቃሚትን ስርሐይ ስለዘቃሉሉለይ ብጣዕሚ ዝፈትዎም ነገራት እዮም።

ተፈጥሮን ኣከባብን ተፈጥሮን ኣከባብን ማለት አብ ከባቢ ብዙሓት ዓይነት ተፈጥሮታት ንአብነት፡- ከም ሓሰማ ፣ እፅዋታት ንሳቶም ተፈጥራዊ ነገራት እዮም፡፡ አነ ናይ ተፈጥራዊ ነገራት አድናቂት እየ:: ብጣዕሚ እየ ዝፈቱ፡፡

ትራንስፖርትን ንተሽከርከርትን ብጣዕሚ ካብ ዝጠቅሙና ነገራት እዮም። ትራንስፖርት ማለት ናብ ዝኾነ ቦታ ንክንከድ ንጥቀመሎም እንትኾን ተሽከረከርቲ ውን ካብ ሓደ ቦታ ናብ ሓደ ቦታ ርሕቀት ብዘይ ምውሳን ብቅልጣፈ ከብፅሑልና ዝኽእሉ እዮም።

ምግብታት ቡዙሕ ዓይነት ምግብታት እኒአው፡፡ ምግቢ ካብቶም ብጣዕሚ ጠቃሚ መሰረታዊ ድሌት ናይ ወዲ ሰብ ሓደ እዩ፡፡ ምግብታት ክንጠቅስ ኸለና ከም እንጀራ፡ ከም ባኒ፣ ዝተፈላለዩ አትክልቲ፣ ፍራምረ ምግቢ ተባሂሎም ይፅውዑ፡፡

ንግድን ምትዕድዳግን ክንብል ከለና ንሓደ ህዝቢ ብጣዕሚ ጠቀምቲ ኣታውን ወፃእን ንክትረክብ ሂወትካ ንክትመርሕ ዝሕግዙ እዮም። ንኣብነት ካብ ካሊእ ዓዲ ናብ ዓድኻ ዝኾነ ዝተፈላለዩ ኣቕሑ ብምእታው ብምሻጥ እሶም ሸይጥካ ካሊእ ኣቕሑ ክትገዝእን ክትእቱን ዝሕግዙካ እዩ።

ባህላዊ ሕክምና ማለት እ ካብ ዘመናዊ ዉፅእ ዝበለ ብናይ ባህሊ ሕክምና ናይ ባዕልካ ግምት እተዘጋጅዮም መድሓኒታት ባህላዊ ሕክምና ይባሃሉ፡፡ ንኣብነት ካብ ኣቁፅልቲ ዝዘጋጀዉ መድሓኒታት ባህላዊ ናይ ሕክምና መድሓኒታት እዮም፡፡ ካብ ደመ ካሴ ካብ ግራዋ ዝኣምሰሉ ክዘጋጆ ይክእሉ፡፡

መጋየፂ ብኣብዛሓ ደቂ ኣንስትዮ ዝጥቀመኦ ኮይኑ ኣብ ክሳድ ፣ኣብ ገፅ፣ ኣብ ኣፃብዕቲ እንጥቀመሉም እዮም። ብጣዕሚ ካብቲ ዘለካ መልክዕ ወሲካ ንኽትረአ ይሕግዙ።

ቤት ምግብን መስተን ክንብል ከለና ኩሉ ኣጠቃሊሉ ዝሓዘ ኮይኑ ዝተፈላለዩ ዓይነታት ምግብታትን ዝተፈላለዩ ዓይነታት መስተታትን ዝሓዘ እዩ። ንኣብነት ዝተፈላለዩ መስተታት ክንብል ከለና ውዑይ መስተ፣ ዝሑል መስተ፣ ካብ ምግብታት ውን እንጀራ፣ ባኒ ምስ ፀብሑ ዝተፈላለዩ ዓይነታት ፀብሕታት ዘጠቃለለ።

ናይ ገዛ ኣቁሑ ኽንብል ከለና ብሓፈሻ ኣብ ገዛ ንጥቀመሎም ኣቁሑት መሳርሕታት እንትኾኑ። ንኣብነት ፃሓሊ ፃሕሊ ካብ ሓመድ ዝስራሕ ኾይኑ መስርሒ ፀብሒ ይጠቅመና።

ተፈጥሮ ማለት አብ ከባቢና ካብ ዝርከቡ ናይ ተፈጥሮ ነገራት ሰብ ስራሕ ዘይኮኑ ንዓይኒ ዝስሕቡ፣ ዝማርኹ ነገራት እዮም። ታሪኽ ድማ ካብ ጥንቲ ናብ ጥንቲ እናተዘንተወልና ዝመፅእ ናይ ሕሉፍ ፅቡቕ ተግባር እዩ።

ምግቢ- ምግቢ ንሓደ ወዲ ሰብ ኣገዳሲ ካብ ዝኾኑ መሰረታዊ ድሌታት ሓደ ምግቢ እዩ፡፡ ብዘይምግቢ ክንበር ኣይከኣልን፡፡ ምግቢ ካብ ብዙሕ ነገራት ክንረኽቦም ንኽእል፡፡ ካብ እንጀራ፡እንጀራ ንኣብነት ካብ ጣፍ፡፡ ጣፍ ደሞ ብምጥሓን እነዘጋጅዎ እንጀራ ይበሃል፡፡ ካብ ስርናይ ድማ ሕንባሻ ክንረክብ ንኽእል፡፡ እዚኦም ምግቢ እዮም፡፡

ኤሌክትሮኒክስ ካብ ኤሌክትሪክ ዝስርሑን ብኤሌክትሪክ ዝሰርሑን ኮይኖም ከምኡ ድማ ብዙሕ ዓይነት ኤሌክትሮዚክስ እኒአው፡፡ ንሶም ውን ማሽናት ኣለው፡፡ ማሽን ንኣብነት ክንወስድ ናይ ክዳን መሕፀቢ ማሽን ብኤሌክትሪክ ዝሰርሕ ኮይኑ ብቕልጡፍን ብፅፈትን ተሎ ንኽንውድእ ይሕግዘና፡፡

ስራሕ ንሕሓደ ህዝቢ ብጣዕሚ አድላዪን አገዳስን ዝኮነ ነገር እዩ። ስራሕ ጉልበትካ ድማ ሰሪሕካ ብናይ ጉልበትካ ዓስቢ እትረክበሉ በቲ ዝረከብካዮ ድማ ሂወትካ እትመርሐሉ ኣዝዩ ጠቃሚ ነገር እዩ።

መሰረታዊ ግልጋሎት ሓደ ማሕበረሰብ ወይ ድማ ሓንቲ ዓዲ ክትረክቦ ዝግባኣ ነገራት እዩ። ንኣብነት ከም መብራህቲ፣ ስልኪ፣ ማይ፣ ፅርግያ፣ ዝኣምሰሉ እዚኦም እንተዘይ ሃሊዮም ሓንቲ ዓዲ ምዕብልቲ ዓዲ ወይ ድማ ዝሰልጠነት ዓዲ ኩሉ ዝተማለኣላ ዓዲ ክትባሃል ኣይትክእልን።

ጫማ ሓደ ካብ መሰረታዊ ነገራት ብጣዕሚ ጠቃሚ ነገራት ሓደ ጫማ እዩ፡፡ ንቡዙሕ ነገር እውን ይጠቅመካ ጫማ ካብ ቡዙሕ ነገር ክስራሕ ይካኣል፡፡ ካብ ቡዙሕ ነገራት ዝተሰርሑ ጫማታት ኣለዉኒ ፡፡ ንኣብነት ኣነ ናይ ጎማ ዝኮኑ ሸበጥ ዝበሃሉ ብጣዕሚ እየ ዝፎቱ፡፡

ንግድን ምትዕድዳግን ክንብል ከለና ኣብ ሓንቲ ሃገር ካብ ካሊእ ዓዲ ናብ ካሊእ ዓዲ ብምጉዕዓዝ ዝኣትው ዝሽየጡ ኣቅሑትን ዝሽየጡ ነገራትን ብምትዕድዳግ ብዙሕ ዓይነት ኣታዊ ክንረክብ ንኽእል፡፡

እፅዋት ማለት ዓበይቲ ተክሊታት ወይ ድማ ብቡዝሓት አትክልቲ ዝተከበበ ስፍራ እፅዋት ተባሂሉ ይፅዋዕ። እፅዋት ብዙሕ ጥቅሚ እኒአዎም ። ፅሩይ ኣየር ክንረክብ ይጠቅሙና ።ንክነፅለሎም እውን ይጠቅሙና።

ፀጉሪ ንደቂ ኣንስትዮን ንደቂ -ተባዕትዮን መግለፂ መለለይኦምን መልከዐንን እዩ። ደቂ ኣንስትዮ ኣብ ርእሰን ደቀ-ተባዕትዮድማ ኣብ ገፆም ብምቋል መግለፂ መልከዖም እዩ።

ናይ ገዛ ኣቑሑ ብዙሕ ዓይነት ኣቑሑታት እንአዉ ንኣብነት "ዕትሮ" ዕትሮ ማለት ማይ መምፅኢ ወይ ድማ ማይ መሊእና መቐመጢ ንጥቀመሉ ካብ ጭቃ ዝስራሕ ናይ ገዛ ኣቕሓ እዩ።

ስራሕ ብጣዕሚ ጠቓሚ ነገር እንትኸውን ንሕድ ሕድ ዕለታዊ ናብራና ኣታውን ወፃእን እነካይደሉ ዓውዲ እዩ፡፡ ስራሕ ጉልበትና ብምሃብ ተግባራውነትና ኣርኢና ኣታውና ንረኽበሉ እዩ፡፡

መጋየፂ መመላካክዕን ክንብል ከለና ብኣዛሓ ደቂ አንስትዮ ዝጥቀምኦ ኮይነን ካብ ወርቂ ፣ካብ ዳይመንድ፣ ካብ ነሓስ ዝስርሑ እንትኾኑ ናይ እዝኒ፣ ናይ ክሳድ፣ ቀለበት፣ ተባሂሎም እዉን ይፍለጡ።

መፅሓፍትን ጋዜጣን ብዙሕ ሓበሬታታት እንረኽበሎም ፅሑፋት እዮም፡፡ ንኣብነት ካብ መፅሓፍቲ እንረኽቦ ብዛዕባ ሂወት ብዛዕባ ትምህርቲ ብዙሕ ነገር ኢኻ ትምሃር። ካብ ጋዜጣ ውን ዕለታዊ ውዕሎ ወቕታዊ ዝኾኑ ነገራት ክንረክብ ንኽእል። ኣነ ናይ መፅሓፍ ተጠቃሚት እየ ብዙሓት መፅሓፍቲ ኣንቢበ እየ፡፡

ስራሕ ንወዲ ሰብ ሓደ እቲ ጠቃሚ ዝበሃል ነገር እዩ፡፡ ስራሕ እንተሃልዩ አታዊን ወፃኢን ክህሉ ይከኣል፡፡ ስራሕ ጉልበትና ብምሃብ ተግባራዊነት እንገብሮ ስራሕ ይበሃል፡፡ ብስራሕ ቡዙሕ ጥቅሚታት ንረክብ፡፡ በቲ ዝረከብናዮ ጥቅሚ ድማ ሂወትና ንመርሕ፡፡

ናይ ገዛን ቤሮን ኣቁሑት ክንብል ከለና ኣፍቲ ንጥቅመሎም ቦታ በኣገዳስነት ዝጠቅመና እንትኸውን፤ ንኣብነት ናይ ቤሮ ኣቁሑ ኮምፒተር። ጣውላ። ወንበር ከፍ መብሊ ።ቤሮ ዝተፈላለዩ ናይ ፅሒፈት መሰርሕታት ዘጠቓለለ እዩ።

ናይ ገዛ አቁሑ ዝበሃሉ ብዙሕ ዓይነት ናይ ገዛ አቁሑ አለው። ኣብ ገዛ ድማ ንጥቀመሉም ንኣብነት ዋንጫ። ዋንጫ ማለት ካብ ሓመድ ወይ ድማ ካብ ጭቃ ዝስራሕ ኮይኑ ንመስተዪ ስዋ፣ ንመስተዪ ማይ ንጠቀመሉ።

ስፖርት ብጣዕሚ ጠቓምን ንጥንካረኻን ንጥዕናኻን ሓላውን እዩ፡፡ ብዙሕ ዓይነት ስፖርትታት ድማ ኣለው፡፡ ከም ጉያ ፣ሓመሳ፣ ኩዕሶ ሰኪዔት ንኣብነት ምጥቃስ ይካኣል፡፡

ናይ ገዛን ናይ በረኻን እንስሳን ብዝሕ ዓይነት እንስሳ አለው፡፡ ንኣብነት ናይ ገዛ እንስሳ ከልቢ ፣ድሙ። ከልቢ ንገዛና ሓለዋ ይጠቕመና፣ ላሕሚ ፀባ እናሓለብና ንጠቕምናን መሸጣን ንጥቀመሉ፡፡

ኣርተክቸርን ህንፃ ስራሕን ክንብል እንተለና ኣርቴክቸር ብዛዕባ ህንፃ ኣፅኒዑ። ብዙሓት ኣፍልጦ ዘለዎ ሙሁራን ኣርቴክቸር ተባሂሎም ይፍለጡ። ህንፃ ስራሕቲ ኸንብል እንተለና ድማ ብዛዕባ ሓደ ህንፃ ምስ ተሰረሐ ብዛዕብኡ ምግላፅ።

መጋየፂ ማለት ንሓንቲ ጓል ኣንስተይቲ መማላካክዒ ትጥቀመሎም ነገራት እዮም፡፡ ንኣብነት ከም ወርቂ፣ ብሩር፣ ኩሕሊ ክኮኑ ይክእሉ ኣነ ናይ ኩሕሊ ተጠቃሚት እየ፡፡

ጫማ ንወዲ ሰብ ሓደ ብጣዕሚ ጠቓምን ኣገዳስን ዝኾነ ነገር እዩ። ወዲ ሰብ ብዘይ ጫማ ብዙሕ ነዊሕ ጉዕዞ ክጉዓዝ ኣይኽእልን። ጫማ ብጣዕሚ ጠቓሚ ነገር እዩ። ጫማ ካብ ብዙሕ ነገር ክስራሕ ይኽእል። ንኣብነት ካብ ጎማ፣ ካብ ቆርበት፣ ካብ ቆዳ ተባሂሉ ዝፍለጥ እውን ክስራሕ ይከኣል።

ተፈለጥቲ ሰባት ማለት ኣብ ሓደ ኣብ ማሕበረሰብ ብጥበቦምን ብዘለዎም ክእለትን ናብ ህዝቢ ኣቅሪቦም እቲ ህዝቢ ንዕዖም ብፅቡቅ ዓይኒ እንትርኦም ተፈለጥቲ ሰባት ተባሂሎም ይፅውዑ። ብቡዝሕ ዓይነት ተፈለጥቲ ክኮኑ ይክእሉ ብተዋስኦ፣ ብግጥሚ፣ ብደርፊ ፣ብድርሰት ተፈለጢ ክኮኑ ይክእሉ እዮም ።

መጋየፂ መብዛሕትኡ ደቂ ኣንስትዩ ዝጥቀማሉ ነገር እንትከውን ንመልክዕ ንምውሳክ መማላዒi ኢና ንጥቀመሉ። ንኣብነት ከም ወርቂ፣ ቡሩር፣ ብኩሕሊ ዝተፈላለዩ ከምኣቶም ዝአመሰሉ መመላካክዒ ንጥቀመሉ።

ፀጉር ኣብ ርእስ ዝበቁል ኮይኑ ንደቂ እንስትዮ መግለፅ መልከዐን እዩ፡፡ ደቂ ተባዕትዮ ድማ ኣብ ፀጉሮምን ኣብ ርእሶምን ኣብ ገፆምን ብምብቃል ከም ጭሕምን መልክዕ መግለጺ መልክዖም ይኮዉን። ኣብ ዝተፋላለዩ ቦታታት ይቦቁል እዩ ፀጉሪ ብኣብዛሓ ግን ኣብ ፀጉሪ ርእስ እዩ ዝቦቁል፡፡

መፋለጢ ብዛዕባ ዝኾነ ዓውደ ስራሕ ናብ ህዝቢ ዘይቀረበ ወይድማ ህዝቢ ብዙሕ ዘይፈለጦ ከምኡ ድማ ህዝቢ ዝፈለጦ ብዛዕባ ትነገር እሱ ፅቡቕ ጎኑ ናብ ህዝቢ ምቕራብ መፋለጢ ተባሂሉ ይግለፅ፡፡

ናይ ገዛ ኣቑሑ ክንብል እንከለና ኣብ ገዛ ንጥቀመሎም መሳርሕታት እዮም፡፡ ንሶም ድማ ከም ማንካ፣ ድስቲ፣ ጎማ፡ ቢያቲ ክኾኑ ይኽእሉ እዩ፡፡ ዓራት፣ ቴሌቪዠን ዝተፈላለዩ እዚኣቶም ናይ ገዛ ኣቑሑ እዮም፡፡

ታሪክን ተፈጥሮን ክንብል ከለና ብዛዕባ ኣብ ከባቢና ዘለው ካብ ጥንቲ ካብ ናይ ቀደም እናተዘተውልና ዝመፁ ነገራት ታሪኽ ተባሂሎም እትፅውዑ ተፈጥሮ ክንብል ከለና ድማ ሰብ ሰራሕ ዘይኮኑ ብጣዕሚ ሰሓብቲ ነገራት እዮም ።

መጋየፂ ብኣብዝሓ አብ ክሳድ ፣አብ እዝኒ ፣አፃብዕቲ እንጥቀመሎም መጋየፂታት ተባሂሎም ይፅዉዑ። ንሳቶም ድማ ካብ ነሓስ ፣ካብ ወርቂ ፣ካብ አልማዝ ፣ካብ ብሩር ክስርሑ ይኽእሉ እዮም ።

ትምህርቲ ማለት ሓደ ማ/ሰብ ርእሱ ንኸስፍሕ ካብ ዝተፈላለዩ ነገራት ብዙሕ ፍልጠት ንኽረክብ ዝሕግዝ ዓውዲ እዩ፡፡ ብዙሓት ወለዶ ድማ ወለዶ ካብ ወለዶ ትምህርቲ እናማሓላለፈ ምሁር ንኽህሊ ይሕግዝ፡፡

ገዛን መንበሪን ንወዲሰብ ብጣዕሚ ጠቀምቲ ካብ ዝበሃሉ ነገራት እቲ ሓደን ኣቲ ወሳነን እዩ፡፡ ገዛ ካብ ቡዙሕ ነገራት ክስራሕ ይከአል፡፡ ገዛ ካብ ቡዙሕ ነገራት ክሕልወና ይክእል፡፡ ካብ ቁሪ ፣ ካብ ፀሓይ ኽከላከለልና ይክእል፡፡

ጫማ ሓደ ወዲ ሰብ ካብ ዘድልዮም ነገራት ሓደ ጠቃሚ ክኸውን ከሎ ካብ ብዙሕ ነገራት ድማ ይስራሕ፡፡ ጫማ ካብ ቆርበት፣ ካብ ቆዳ ካብ ብዙሕ ነገር ክስራሕ ይኽእል ካብ ጎማ ኣነ ጫማ ተጠቃሚት እየ፡፡ ብዙሕ ዓይነት ጫማታት ውን ኣለውኒ፡፡

ንግድን ምትዕድዳግን ንሓደ ማሕበረሰብ ብጣዕሚ ጠቓሚ ነገራት እዮም፡፡ ኣታዊ ወፃኢ ክረኽበሎም ዝኽእል ነገር እዩ፡፡ ብዙሕ ዓይነት ንግድታት እኔእዉ፡፡ ናይ ፍራምረ ንግዲ፣ ናይ ማሽናት ንግዲ ብዙሓት ዓይነት ንግዲ እንኤዉ፡፡ እሱ እንተሃልዩውን ኣታውን ወፃእን ክህሉ ይኽእል፡፡ ኣነ ድማ ነጋዲት እዩ፡፡ ንግዲ እውን ብጣዕሚ እየ ዝፈቱ፡፡

መፋለጢ ማለት ብዛዕባ ሓደ ነገር ፅቡቅ ጎኑ ናብ ህዝቢ ኣምፂእና ኣፋሊጥና እቲ ህዝቢ ንክጥቀሞ ነፋልጠሉ ፅቡቅ ጎኑ ዝገልፀሉ መፋለጢ ይበሃል ኣነ ብመፋለጢ ብጣዕሚ ተደሪከ ንክጥቀም ይሕግዘኒ ፡፡

ቡዙሕ ዓይነት መሳርሒታት እኒአዉ። ንኣብነት ናይ ፅሕፈት መሳርሒ ፣ናይ ዉግእ መሳርሒ፣ ቡዙሕ ዓይነት መሳርሒ ክንገልፅ ንክእል ።ናይ ዉግእ መሳርሒ ከምኒ ዲሽቃ፣ ከቢድ መሳርሒ ፣ቁምብላ ክኮኑ ይክእሉ፡፡ ናይ ፅሕፈት መሳርሒታት ድማ ደፍተር ፣ቢሮ እዮም፡፡

መጋየፅ ካብ ዝተፋላለይ ነገራተ ክሰሩሑ ዝክእሉ እዮም፡፡ ንኣብነት ካብ ጣዉላ መሰቀል፣ ካብ ነሃሰ ቀለብየት፣ ካብ ወርቂ ናይ ክሳደ ናይ አዝን ክስሩሑ ይክእሉ፡፡ ብኣብዝሓ ድማ ደቂ ኣንስትዮ ክጥቀማሉ ይክእላ።

ስራሕ ማለት ወዲ ሰብ ሓደ ካብ ዘድለዮ ነገር እዩ። ጉልበትካ ሂብካ እተተግብሮ ተግባር እዩ። ስራሕ ብምስራሕ ብዙሕ ነገር ትረክብ ገንዘብ ትረክብ ገንዘብ ብምርካብ ደሞ ዕለታዊ ናብራካ ትመርሕ። ኣነ ናይ ባዕለይ ዝኮነ ስራሕ እኒኤኒ ስራሕ ደሞ ብጣዕሚ እየ ዘክብር።

ትምህርቲ ንሓደ ወሎዶ ካብ ዝተፈላለዩ ማሕበራዊ ነገራት ካብ ዝተፈላለዩ ዓይነት ትምህርትታት ፍልጠት ረኺቡ ካብ ወለዶ ናብ ወለዶ ሙሁር ወሎዶ ንክህሉ ዝሕግዝ ዓውዲ እዩ። ትምህርቲ ብጣዕሚ ጠቃሚ ነገር እዩ።

ኣትክልትን ኣሕምልትን ክንብል ከለና ብጣዕሚ ጠቐምቲ ንጥዕና ጠቐምቲ ሕማም ተኸላኸልቲ እዮም። ኣሕምልቲ ክንወስድ ቆስጣ ፣ ሳላጣ ፣እንትንወስድ ፍራፍረ ወይ ድማ ኣትክልቲ ድማ ባናና ፣ኣራንሺ፣ ዘይትሁን ክንጥቀስ ንኽእል።

ሕብረተሰብን ስድራን ብሓደ ተኸኻኣኢሎም ዝኸዱ ቃላት እዮም፡፡ ሕብረተሰብ ክንብል ከለና ኣብ ሓደ ከባቢ ዝነብሩ ማሕበረሰብ እኽብካብ ብዝሕ ዝበሉ እንትኾኑ ሕብረተሰብ ይባሃሉ፡፡ ስድራ ክንብል ከለና ድማ ኣብ ሓደ ገዛ ዝነብሩ ቤተሰብ እዮም፡፡

ሙዚቃ ማለት ሓደ ወዲ ሰብ ስሚዒቱን መልእክቱን ዘመሓላልፈሉ ናይ ጥበብ ዓውዲ እዩ፡፡ ሙዚቃ ቡዙሕ ዓይነት ብቡዙሕ ቋንቋ ክድረፉ ይክእሉ እዮም ፡፡

መፅሓፍትን ጋዜጣን ክንብል ከለና ዝተፈላለዩ ትምህርቲ ዝተፈላለዩ ሓደሽቲ ነገራትን እንረኽበሉ እዩ። ካብ ጋዜጣ ዕለታውን ወቕታውን እዋናዊ ዛዕባታት ሓበሬታት እንረኽበሉ እዩ። መፅሓፍ እውን ናይ ሂወት ትምህርትን ናይ ዝተፈላለዩ ሓፈሻዊ ትምህርትን እንረኽበሉ ፅሑፍ እዩ።

ሱፐርማርኬት ኣቁሑት ክንብል ከለና ዝተፈላለዩ እሹጋት ምግቢ ዝተፈላለዩ ብኣብዝሓ ብሓፈሻ ብጥሙር ክሽየጡ ዝኽእሉ ነገራት ዝሓዘ እንትኸዉን ንኣብነት ከም ሳሙና ዉ፣ ከም ሻምፖታትዉ፣ ከም እሹግ ምግብታት ዘጠቃለለ እዩ።

ሕብረተሰብን ስድራ ክንብል ከለና ያው ሕብረተሰብ ማለት ኣብ ሓደ ከባቢ ዝነበር ማሕበረሰብ እክብካብ ህዝቢ ክኾን ይኽእል ስድራን ማለት ድማ ኣብ ሓደ ገዛ እትንበር ኣቦ፣ ኣዶ፣ ሓው፣ ሓፍቲ ኢልና ክንጠቅስ ንኽእል። ኣነ ምስ ስድራይ እየ ዝነበር።

ሃይማኖት ማለት ናይ ሓደ ሰብ መግለፂ እምነቱ መፍለጢ እምነቱ መለለይኡ እዩ። ብዙሓት ዓይነታት ሃይማኖታት አለው። ንአብነት ኦርቶዶክስ ክንወስድ ከለና ኦርቶዶክስ ብዙሕ ተኸታሊ እምነት ዘለዎ ሃይማኖት እዩ። አነ እውን ኦርቶዶክስ ተዋሕዶ ተኸታሊት እየ።

ሕብረተሰብን ስድራን ክንብል ከለናስ ክልቲኦም ዝተኣሳሰሩ እዮም። ሕብረተሰብ ማለት ኣብ ሓደ ማሕበረ ሰብ ክኾን ከሎ ስድራ ማለት ድማ ሓደ ቤተሰብ ኣብ ሓደ ገዛ ዝነብሩ እዮም ።

ዜና ሓደሽቲ ነገራት ዕለታዉን ወቅታውን ዝኾኑ እዋናዊ ዛዕባታት ዝመሓላለፍሉ እዮም። ንሕና ድማ ካብቶም ዝተፈላለዩ ሓደሽቲ ሓበሬታታት ንረክበሉ ዓውዲ እዩ።

መዝናነይ ቦታ ክንብል ከለና ሕሊናና እንሐድሰሉ ንፋስ እንረክበሉ ቦታ እዩ፡፡ ንአብነት ሳዕሪ ዘለዎ፣ ተክልታት ዘለዎ፣ መሐመሲ ዘለዎ ክኮን ይክእል፡፡ አነ ንመዝናነይ ቦታ ብጣዕሚ እየ ዝፈቱ፡፡ አብኡ ከይደ’ውን ሕሊናይ የሐድስ እየ፡፡

ሕጊ ኣኽበርቲ ኽንብል ከለና ብዝኾነ ሕጊ ዝወፅ ብእኡ ክትምራሕን ክትከይድን ከለኻ፣ ምንም ከይጠሓስካን ከየፍረስካን ክትከድ ከለካ፣ ኣኽባሪ ሕጊ ተባሂልካ ትፅዋዕ። ኣነ ሕጊ ኣክባሪት እየ። ሕጊ ዘክብር ሰብ ግን ብጣዕሚ እየ ዝፈቱ ።

ጥበብን ባህልን ክበሃል ከሎ ናይ ሓንቲ ዓዲ ኣገላልፃ ሜላ ጥበብ ተባሂሉ ይፅዋዕ:: ናይቲ ዓዲ ብናይ ባዕሎም ቋንቋ ብናይ ባዕሎም መልክዕ ክገልፁ ከለው ድማ ናይ ሓንቲ ዓዲ ባህሊ ይበሃል።

ሃይማኖት ማለት መግለፂ እምነትካ ክኸውን ከሎ፤ ቡዙሕ ዓይነት ሃይማኖታት እኒአው፡፡ ንአብነት፡- እስልምና፣ ኦርቶዶክ ተዋህዶ፣ ፕሮቲስታንት፣ ካቶሊክ ቡዙሓት እዮም፡፡ አነ ናይ ኦርቶዶክስ ተዋህዶ እምነት ተከታሊት እየ፡፡

ጉዕዞ ክንብል ከለና ናብ ዝተፈላለዩ ቦታታት ናብ ዝተፈላለዩ ታርካውን ኣብያተ ቤት ክርስትያናት ክኾኑ ይኽእሉ፣ ተኣኪብካ ትኾዶ ጉዕዞ ተባሂሉ ይፅዋዕ። ንኣብነት ኣብ ትግራይ ካብ ዘለዉ ናብ ገርዓልታ ፣ኣክሱም ፅዮን ናብ ከምእዚኦም ዘኣምሰሉ ተኣኪብካ ትኾዶ ጉዕዞ ተባሂሉ ይግለፅ።

ጥበብን ባህልን ማለት ናይ ሓደ ዓዲ ወይ ናይ ሓደ ከባቢ ብናይ ባዕሉ ቋንቋ፣ ብናይ ባዕሉ ምርኢት ናብ ህዝቢ ዘቕርበሉ ጥበብ ጥበብን ባህልን ይበሃል።

መጋየፂን መመለኻኽዕን ብጣዕሚ መብዛሕትኡ ንጓል ኣንስተይቲ ብጣዕሚ ዝጠቕሙ ነገራት እዩም። ንኣብነት መጋየፂ ከም ወርቂ፣ ብሩር ክኮን ከሎ መመለክዒ ከም ኩሕሊ እንጥቀመሎም ነገራት እዮም። ኣነ ናይ ክልቲኦም ተጠቃሚት እየ።

መፋለጢ ማለት ብዛዕባ ሓደ ነገር ተደርኽና ብዛዕባ እሱ ፅቡቅ ጎኒ እናገልፅ ናብ ህዝቢ እነላልየሉ መልክዕ መፋለጢ ክባሃል ይካኣል፡፡

ማሽናት ኣብዝሓ ስራሕ መቃለልቲ ግዜ ቆጠብቲ ተባሂሎም ይፍለጡ፡፡ ብዝሕ ዓይነት ማሽናት እንኤዉ ንኣብነት ንምጥቃስ ክዳን መሕፀቢ ማሽን፣ ቡና መዉቀጢ ማሽን፣ ሽጉርቲ መምተሪ ማሽን ኣለዉ፡፡

ወዲሰብ ሓደ ካፍቶም ዘድለልይዎ ነገራት ገዛ እዩ። ገዛ ካብ ብዙሕ ነገራት ክሰርሑ ይክእሉ ።ብዙሕ ዓይነታት ገዛታት እኒአው ንኣብነት፦ ህድሞ፣ ፎቅ ኢልና ክንገልፅ ንኽእል።

ፋሽን ክንብል ከለና ብሓዱሽ ቅዲ፣ ብሓዱሽ መልክዕ ዘይነበረ ሓዱሽ ነገር ናብ ህዝቢ ምቕራብ እንትኸውን ህዝቢ ድማ ካብ ካብዚ ሓበሬታ ብምርካብ በቲ ፋሽን እናተኸተለ ይርከብ፡፡

እስፖርት ሓደ ብጣዕሚ ጠቃሚ ዝኮነ እንቅስቃሴ እዩ፡፡ ንወዲ ሰብ ንጥዕና ንጥንካሬ ክሕግዝ ይክእል፡፡ እስፖርት ቡዙሕ ዓይነት እስፖርት እንሄዉ ከም ጉያ፣ ከም ኩዕሶ ከም ዝትፈላለዩ እስፖርት ተባሂሎም ይፅዉዑ፡፡

ጥበብን ባህልን ክንብል ከለና ጥበብ ብቡዙሕ ዓይነት ክግለፅ ይክእል። ብዘለካ ክእለት ብዝተፈላለየ መልክዕ ንኣብነት ብተዋሶኦ ፣ብግጥሚ ፣ብድርሰት ገይርካ ክተምሓላልፎ ትክእል ጥበብ ተባሂሉ ይግለፅ፡፡

ገዛን መንበሪን ንማሕበረሰብ አገዳሲ ካብ ዝኮኑ ነገራት እዮም ገዛ ተዘይሃልዩ ወድሰብ መንበሪ የብሉን ገዛ ካብ ብዙሕ ነገር ክስራሕ ይኽእል ንኣብነት ካብ ዕንፀይቲ፣ ካብ ቆርቆሮ፣ ካብ እምኒ ክስርሑ ይኽእሉ።

እፅዋት ዝበሃሉ ያው ናይ ዓበይቲ ኣትክልቲ ኮይኖም መብዛሕትኡ ኣብ ዱር እዮም ዝርከቡ እፅዋት ብጣዕሚ ጠቀምቲ ነገራት እዮም ፅሩይ ኣየር ንክንረክብ ይጠቅሙና ኣነ እፅዋት ብጣዕሚ እየ ዝንከባከብ ብጣዕሚ እየ ውን ዝፈቱ ።

መሳርሒ ክንብል ከለና ብዙሕ ዓይነት መሳርሕታት አለው። ናይ ኩናት መሳርሒ አለው፣ ናይ ፅሕፈት መሳርሒ አለው፣ ናይ ህንፃ ማሳርሒ አለው። ናይ ፅሕፈት መሳርሒ ክንገልፅ ከለና ደፍተር፣ ቢሮ፣ እርሳስ ፣መፅሓፍ ኢልና ክንገልፅ ንኽእል።

ፖለቲካ ማለት ናይ ሓንቲ ዓዲ ዘለዉ ኣመለኻኽታ ዝገልፅሉን ኣተሓሳስበኦም አ ዘመሓላልፍሉን እዩ፡፡ ኣነ ብወገነይ ፖለቲካ ብዙሕ ኣፍልጦ የብለይን፡፡ ብዙሕም ኣይፈቱን፡፡